ኣብቲ ደረቕ መሬት ብርክት ዝበሉ ናይ ጭቃ ጀበናታት ብመስርዕ ተዘርጊሖም ይረኣዩ። ኣብ ጎኖም ኣካል ሰብ ይረአ፤ ፕላስቲክ ብርጭቆ ማይ ድማ ተገልቢጡ ኮፍ ኢሉ ይረአ።

ኣብዚ ዝረአ ዘሎ ኣብ ልዕሊ እዝኒ ዝሰማማዕ ቀጢን ወርቃዊ ናይ እዝኒ መመላክዒ የርኢ። ኣብ ማእከሉ ድማ ዕምባባ ዝመስል ብርሃን ዘለዎ ዲዛይን ኣሎ።

እዚ ማሽን እዚ ዓቢይ ናይ ኢንዱስትሪ ኦፍሴት ሕትመት ማሽን ኮይኑ ብዙሕ ንብረት ዝሕትም እዩ። እቲ ማሽን ኣብ ነዊሕ ጥቕላል ወረቐት ወይ ጨርቂ ድሙቕን ሕብራዊን (ኣብስትራክት) ዲዛይን ይሕትም።